ምእመናን ኣብ እዋን ስርዓት ቅዳሰ ጠጠው ኢሎም እንትቅድሱ እንትኾን እዚ ስርዓት እዚ ፍልይ ዝገብሮ ድማ ሃይማኖታዊ ስርዓት ብምዃኑን ኣብ ሃይማነታዊ ቦታ ስለ ዝፍፀምን እዩ።

መሸጢ ዕዳጋ ብሰባት ዝተጨናነቀ ኾይኑ ነብሰወከፉ ብዕላማ ይንቀሳቀሱ ኣለው። ድንኳናት እውን ዝተፈላለዩ ኣቁሑ ዝሓዙ እዬም ንኣብነት ክዳውነቲ ፣ ኣቁሑ ገዛን ካልኦት ነገራትን

እዚ ምልክት ናይ መቐለ ማእከልን ምህዞን ዝውክል እንትኾን እቲ ትካል ድማ ብዙሓት ናይ ሃገርና ጸገማት ክፈትሑ ይኽእሉ እዮም ተባሂሉ ካብ ዝእመነሎም ነገራት ሓደ እዩ።

እዚዬ ኣብምስሊ ዘሎ ጀነራል ምግበይ ሃይለ ዝበሃል ኾይኑ ኣብ ዝሓለፉ ዓመታት ጦርነት ከም ጀነራል ኾይኑ ኸምኡ ውን ኣብ ናይ ደርጊ ምውዳቅ ዝተሳተፈ እዮ።

ብኣብዝሓ ኣብ ክልልና ክልል ትግርይ ዝተፈለለየ ገዛውቲ ንመገያፅ እንጥቀሞሉ እንትከውን እዚ ድማ ኣዴታትና ውሕሉል ብዝኮነ ሜላ ተጠቂመን ዝሰርሐኦን ኣብ ከተማታት ዕዳጋን ዝቀርብ መጋየፂ እዩ፡፡

እዚ መሳርሒ ናይ ፅሕፈት መሣርሒ እንትኾን ዝተፈላለዩ መረዳእታታት ብሓባር ንምሓዝ ዝጠቅመና እዩ። ኸምኡ እውን እዚ መሳርሒ መብዛሕቲኡ ግዘ ኣብ ዝተፈላለዩ ቤት ፅሕፈትን ናይ ትምህርቲ ትካላትን ይርከብ።

እዚ መፅሄት ሰላይት ኣብ መቐለ ዝበሃል ብፀጋይ ተ/ሚኪኤል ዝተዘጋጀወ እንትኾን ዋና ሓሳቡ ድማ ብዛዕባ ኣብ መቐለ ዘለው ነገራት ኣድሂቡ ዝተፃሕፈ መፅሄት እዩ፡፡

እዚ መብዛሕትኡ ግዜ ኣብ ከባቢ ወርሒ መስከረም ዝቦቅል ኮይኑ ኣዝዩ ሰሓባይን ደስ በሃልን ሕብሪ ዘለዎ እዩ፣ ከምኡውን ድማ እዚ ዕምበባ ንሓደ ቦታ ኣዝዩ ሰሓባይ ንዝገብሮ ዓይነት ዕምበባ እዩ፡፡

እዚ መሳርሒ ሙዚቃ አብ ዝተፈላለዩ ክፍልታት ሃገርና ኢትዮጵያ ዝተለመደ እንትኮን ጭራ ዋጣ እውን ብምባል ይፍለጥ ካብ ዕንፀይቲ ቆርበትን ክርን እውን ዝስራሕ እዩ።

ህፃውንቲ ኣብ ደገ ገዝኦም ኮይኖም እንዳተፃወቱ እንትኮን እቲ ዝፃወትዎ ዘለዉ ድማ ፀወታ ቢይን ተባሂሉ ይፅዋዕ፡፡ ናይ ባዕሉ ዝኮኑ ሕግታትን ስርዓታትን እውን ዘለዉዎ እዩ፡፡

ሃይማኖት ኣብ ህይወት ብዙሓት ሰባት ትርጉም ዘለዎም መዳይ ኮይኑ ቤተ ክርስትያን ድማ ማእኸላይ ቦታ ኣምልኾን መንፈሳዊ ዕብየትን እዩ፡፡ ስለ እዚ ቤተ ክርስቲያን ውልቀ ሰባት እምነቶም ንምትግባርን መምርሒ ዝደልዩሉን ማሕበረሰባዊ ቦታ ትውክል፡፡

እዚ ፍሉጥ ሙዚቀኛ ኮይኑ ብክእለቱን ብፈጠራን ዝፍለጥ ሰብ እዩ፡፡ ሙዚቁኡ ንቡዙሓት ሰባት ሓጎስ ምትብባዕ ስምዒት ዘምፀአ እዩ፡፡ ከምእ እውን ብድምፂ ይኩን ብመሳርሒ ሙዚቃ ምስ ተዓዘብቱ ድልድል ምትእስሳር ዝሃነፀ እዩ፡፡

እዚ ፍሉይ ቅርፂ ብዙሕ ዓመት ዘቁፀሪ ኣብ ገዳም ኣቡነ ጲንጤሎን ዝርከብ ኮይኑ ዓብይ ትርጉም ዘለዎ ቅርፂ እዩ። ከም እውን ድማ ብዙሕ ዘበናት ብምቁፃሩ ፍሉይ ይገብሮ፡፡

ኣብ ጥቃ ማሹም ዝርከብ ናይ ኣቦና ኣረጋዊ ቤተክርስትያን እንትከውን ኣብዚ ሕዚ እዋን ድማ ኣብ ምሕዳስ ይርከብ፡፡ ከምኡ እውን ቡዙሓት ፈላስቲ ዝሓዘ ቤተክርስትያን እዩ፡፡

እዚ ናይ ስራሕቲ ጣውላ እንትከውን ካብ ዕንፀይቲ ተሰሪሑ ናብ ዕዳጋ ዝቐርብ እዩ፡፡ ከምኡ እውን ናይ እዚ ውፅኢት ጣውላ ወይ ድማ ብፍሉይ ሽሙ ዓራት ገዛኢ ንመዕረፊ ዝጥቀመሉ ናይ ጣውላ ውፅኢት እዩ፡፡

ናይ ኣቦና ኣውኖ ጰንጠሌን ገዳም እንትኮን አቦና ከምኡ እውን ንጉስ ሃፀይ ካሊብ ኣብኡ ዝሞንኮስሉ ፉሉይ ሃይማኖታዊ ቦታ እዩ፡፡ እዚ ቦታ ፍሉይ ዝገብሮ ድማ ብዙሕ ዓመታት ብምቁፃሩ እዩ፡፡

ኣብ እቲ ምስሊ ከም ዝረአ ፅቡቅ ዝኮነ ሓምለዋይ ቦታ እንትኮን እዚ ድማ ንዝተፈላለዩ ሂወታዊያን ከምኡ እውን ንደቂ ሰባት ኣዝዩ ጠቃሚ ዝኮነ ነገር እዩ፡፡ ንኣብነት ፅሩይ ኣየር ንክንረክብ ይጠቅመና፡፡

ኣብ ቤተ ክርስትያንና ለይቲ ኣብ ማህሌት ካህናትና ዝጥቀምሉ ናይ ድምፂ መሳርሒ እዩ፡፡ ብተወሳኪ እዉን እዚ ካብ ቆርበትን ዕንፀይትን ዝስራሕ እዩ፡፡ ከምኡ እውን ኣብ መብዛሕትኡ ክፍሊታት ሃገርና ዝተለመደ ሃይማኖታዊ መሳርሒ እዩ፡፡

ኣብ ኸባቢና ብኣብዝሓ እንሪኦ ዓይነት ተኽሊ እንትኾን ቀይሕ ዕንበባ ብምህላው ንዝተፈላለዩ መጋየፅታት ከምኡ እውን ንዕንፀይቲ እንጥቀመሉን ናይ ተኽሊ ዓይነት እዩ።

ኣብዚ ዝተፈላለዩ ዓድታት ካብ ሓደ ቦታ ናብ ሓደ ቦታ ንምዝውዋር እንጥቀመሉ ተሽከርካሪ እንትኾን ከሙኡ ድማ ፣ እዚ ተሽከርካሪ ካብ ካልኦት ተሽከርከርቲ ፍሉይ ዘብሎ ፈጣን ብምዃኑ እዩ።

ኣብቲ ምስሊ ከም ዝረአ ናይ ሕርሻ ቦታ ኮይኑ ዝተፈላለዩ ኣዝርእቲ ከምኡ እውን ሓደ ሓደ ተክልታት ብዝግባእ ዝበቑልሉ ቦታ እዩ፡፡

ጋዜጣ ሓበሬታን ርኢቶታን ንምዝርጋሕ እንጥቀመሉ መሳርሒ እዩ። ከም እሙን ምንጪ እዋናዊ ፍፃሜታት ኮይኑ የገልግል። ብተወሳኪ ድማ ንሰባት ብዛዕባ ከባቢያዊ፣ ሀገራዊን ኣህግራዊን ጉዳያት ሓበሬታ ይህብ።